ማንጎ ካፍቶም ኣትክልትታት ሓደ እዩ። እዚ ድማ ብዙሓት ዝራእትታት ኣለውዎ። ማንጎ ቀይሕ ከምኡ ውን ቆፂል ክኸውን ይክእል እዩ። ምስ በሰለ ግን ብጫ ናይ ምኻን ዕድል ውን ኣለዎ እዩ። ካፍቶም ነፍሰትና ዝሃንፁ ሓደ ተኽሊ እዩ።

ግመል ካብ እቶም ናይ ገዛ እንስሳት ሓደ እዩ፡፡ ብቅፅል ሽሙ ድማ ናይ በረካ መርከብ እንዳተባሃለ ይፅዋዕ፡፡ እዚ ቅፅል እዚ ዝረከበ ድማ ብምክንያት ማይ ናይ ምፅዋር ዓቅሙ እዩ፡፡ ማይ ሓደሻዕ ሰትዩ ንቡዙሕ እዋናት ከይፀመኦ ክፃወር ይክእል እዩ፡፡

ማዕፆ ንስነ-ህንፃ ካብቶም መሳርሕታት ሓደ እዩ ። ማዕፆ በሪ ንምዕፃውን ንምክፋትን የገልግለና። ማዕፆ ካብ ሌባ ምእታው እውን ክካለከለና ይክእል እዩ። መብዛሕትኦም ጠንካራታት ማዓፆ ዝበሃሉ ካብ ሓፂን ዝተሰሩሑ እዮም።

ናይ ስልኪ ግልጋሎት ካብቶም መሰረትዊ ግልጋሎታት ሓደ እዮም። እዙይ ድማ አብ ርሑቅ ዘሎ ሰብ ብድምፅን መራኸብን ሓሳባትና ንኽንመሓልላልፍ ይጠቅም ። ኮታስ ብኢንተርኔት ተጠቂሙ ድምፅና ካብ ሓደ ቦታ ናብ ካሊእ ቦታ ናብ ርሑቕ ቦታ ንምስማዕ ይጠቅም።

ሓፀርቲ ኽዳን ምኽዳን ፋሽን ክበሃል አይከኣልን። ምኽንያቱ ድማ ፋሽን ዘመናውነት እዩ። ዘመናውነት ድማ ብኣተሓሳስባዊ ፣ ብኣከዳድና ፣ ብኣመጋግባ ፣ ኮታስ ብኹሉ መዳይ ንጥፈታት እዩ። ስለዚ ሓፀርቲ ካብ ናይ ወፃኢ ተሞክሮ ወሲድካ ምግባር ፋሽን አይባሃልን ።

ካብ ኣካላት ሰውነትና ኸም መፋለጢ ዝውሰድ ፀጉሪ እዩ። ምክንያቱ ዲኤንኤ ወይ ድማ ናትና ናይ ዘርአ መን ስለ ዝሕዝ በዚ ድማ ሓደ ዉላድ ካብ መን ወላዲ ከም ዝተወለደ ክንፈልጥን ክንምርምርን ስለ ንኽእል እዩ።

ካብ መመላክዒ ነገራት ኮይኑ ዝጠቅም ዝክእል ሕብሪታት ዘለዎም ዕምበባታት ንመመላክዒ ክጠቅሙ ስለዝክእሉ ገዛና ንምምዕራግ ኣዳራሽ ንምምዕራግን ንምፅባቅን ዝጠቅሙ እዮም።

ከበሮ ካብቶም መሳርሕታት ሙዚቓ ሓደ እዩ። እዚ ድማ ካብ ቆርበትን ታኒካን ወይድማ ጎረቤናን ክስራሕ ዝክእል፡፡

ናይ ስልኪ ግልጋሎት፣ ፅርግያ፣ ሕክምና፣ ግልጋሎት ማይ፣ ኮታስ እዚኦም ኩሎም ንሕብረተሰብና ዝጠቅሙን ንሕ/ሰብና ዘገልግሉን መሰረታዊ ልምዓታት እናበልና ክንፅውዖም ንክእል ኢና፡፡ እዚአቶም ድማ ብናይ ህዝቢ ፃዕሪ ዝተሰርሑን እዮም፡፡

ፀረ ባልዕ ካብቶም አብ ሕርሻን ግብርናን እንጥቀመሎምዓይነታት መድሓኒት ሓደ እዩ ። እዚ ድማ ብኬማካዊ አገባብ አብ ብዝተፈላለዩ ፋብሪካታት ክዘጋጀይ ይኽእል። እዚ ዋና ዓላምኡ አንፃር ተሃዋስያን ውይ ድማ በላዕቲ እእኻል እዩ።

ሊስትሮ ካብቶም ናይ ስራሕ ዓይነታት ሓደ እዩ። እዚ ድማ ጫማ ብምፅራግ ጫማ ብምስፋይ ጫማ ብምሕፃብ ይግለፅ ይክእል ሊስትሮ ብሕብረተሰብና ዝተናዓቀ ስራሕ እዩ። ኮይኑ ግን ብዙሕ ኣታዊ ከእቱ ዝኽእልን።

ብረድስቲ ካብቶም ናይ ገዛ ኧቅሑ ሓደ እዩ፡፡ እዚ ድማ ንምብሳል ወይድማ ምግቢ ንምዝግጃው ይጠቅመና፣ ብረድስቲ ካብ ሓፂን እዩ ዝስራሕ፣ ብፍላይ ድማ ኣብ ከባቢ ሱዳን ብሰፊሑ እዩ ዝምረት፡፡

ሃይማኖት እስልምና ካፍቶም እምነታት ሓደ እዩ። ሃይማኖት እስልምና መሰረቱ ኣብ ቁዱስ ቁረኣን ወይ ድማ ኣብ መፅሓፍ ቁርኣን ዝኣምን እዩ። ረ ቢ ወይ ድማ እግዚኣብሄር ናይ ኩሉ ዓለም ፈጣሪ ከም ዝኾነ ከምኡ እዉን ንሱ ገባሪ ሓዳጊ ኸም ዝኾነ ይእመኑ።

ሕርሻ ተክሊ ምትካል ጥራሕ ኣይኮነን እንስሳት ምፍራይ እዉን ሕርሻ እዩ:: ዝበሃል ኣዳቂልካ ብበዝሒ ምፍራይ እንስሳት ምርባሕ ምንክብካብ ምሻጥን ምልዋጥን እዉን ሕርሻ እናበልና ንፅውዖ።

ስዕስዒት ካብቶም ባህልናን ትዉፊትናን ክንገልፀሎም ንኽእል ሜላ ሓደ እዩ:: ስዕስዒት ካብ ቦታ ናብ ቦታ ክፈላለ ይኽእል እዩ:: ናይ ትግራይ ስዕስዒት ኩዳ እናተብሃለ ይፍለጥ እዚ ድማ ብክቢ ኮይንካ ክትወዛወዝ ከለኻ እዩ።

እርሳስ ካፍቶም ፅሕፈት መሳርሕታት ሓደ እዩ፡፡ እዚ ድማ ፀሊም ፀሊምን ስእሊ ንምስኣል ንድፊ ንምንዳፍ ይጠቅም፡፡ ኮታስ እርሳስ መደምሰስ ስለዘለዎ ብቐሊሉ ክንፅሕፈሉን ክንድምስሰሉን ንኽእል ኢና፡፡

ኣዶ ካፍቶም ኣባላት ስድራ ሓንቲ እያ። ኣዶ ቦቅባቅ፣ ሓላይ፣ ዓቃል፣ የውህ፣ ርህርህቲ ብምባል ትግለፅ።

መንግስቲ ካብ'ቶም ሕጊ ኣውፃእትን ሕጊ መክበርትን ዝበሃሉ እቲ ዓብዩ እጃም ዝወስድ እዩ። መንግስቲ ኣማሕዳሪ ናይ ሓደ ክልል ወይ ድማ ናይ ሓደ ሃገር ክኮን ይክእል። እዚ ድማ ባዕሉ ነቲ ሕብረት-ሰብ ዝጠቅሞ ሕጊ ዘውፅእን ባዕሉ ከተግብሮን ከክብሮን ይክእል እዩ።

ሓደ ስድራ ካብ ብቅድሚኡ ዝነበረ ስድራ እዩ መፂኡ ዝበሃል ኣበሃህላ ኣሎ ። እዚ ማለት ድማ ኣቦናን ኣዴናን ካብ ብቅድሚኦም ዝነበሩ ኣቦኦምን ኣዲኦምን ዝመፁ እዩም። ስለዚ ናይ ሓደ ስድራ መበገሲኡ እቲ ብቅድሚኡ ዝነበረ ስድራ እዩ።

ፖሊስ ካፍቶም ሕጊ መክበርቲ ኣካል ሓደ እዩ ፤እዝይ ድማ ሰባት ወፊሮም ብሰላም ክኣትው ፀፅታን ናይ መንደርና ወይ ድማ ኸባቢናን ንክሕሉ ዝገብር እዩ ኣንፃር በደለኛታትን ገበኛታትን ዝስርሕ ኣካል እዩ።

ኣቦ ካፍቶም ኣባላት ስድራ ሓደ እዩ። መራሒ ስድራ ወይ ድማ ሓለቓ ስድራ እናተባሃለ ውን ይፍለጥ።

ኣንበሳ ካብቶም ናይ ዱር እንስሳት ሓደ እዩ፡፡ እዚ ድማ እንስሳ ዘገዳም እናተባሃለ ይፍለጥ፡፡ ኣንበሳ ብተፈጥሮ ፍሩይ ፀጉሪ ኣለዎ እዚ ድማ ፍሩይ ኮይኑ ንክረአይ ድማ ይጠቅሞ ማለት እዩ፡፡

ቢሮ ካፍቶም ናይ ቢሮ ኣቑሑታት ሓደ እዩ፡፡ ቢሮ ዝተፈላለየ ዓይነታት ሕብርታት ክውንን ይኽእል፡፡ ቀይሕ፣ ፀሊም፣ ቡጫ፣ ኣራንሺ፣ ቆፅለዋይ ዓይነታት ቢሮታት ኣለዉ፡፡ እዚኣቶም ድማ ንፅሕፈት ዝጠቕሙ እዩም፡፡

ሽቛር ካብ'ቶሞ መጋየፂታትን መምላኽዕታትን ደቅ ኣኒስትዮ ሓደ እዩ፡፡ ደቂ ተባዕትዮ እዉን ክገብርዎ ይኽእሉ አዮሞ፡፡ ኣብ እዝኒ ዝግበር ኮይኑ ሓደ ሓደ ሻዓ እዉን ብፍላይ ደቂ ኣንስትዮ አስላም እውን ኣብ ኣፍንጫአን ክስቆራ ይኽእላ እየን፡፡

ግብሪ ግቡእና እዩ፡፡ ምኽንያቱ ንሕና ካብ መንግስቲ ዝተፈላለዩ መሰረታዊ ግልጋሎታት-ከም ሕክምና፣ ማይ ከምኡውን መብራህቲ ክንረክብ እንተለና ንሕና እውን ብኣንፃሩ ንመንግስቲ ግብሪ ክንኸፍል ኣለና፡፡ እቲ ግብሪ ተመሊሱ ናብቶም መሰረታዊ ግልጋሎታት ስለዝውዕል፡፡

ሕሩጭ ፀባ ኣብ ሓፈሻዊ ድንዃን ክንረኽቦ ንኽእል ኣቕሓ ሓደ እዩ፡፡ እዚ ንብረት እዚ ዋግኡ እስካብ ሽሕ ቅርሺ ከከምዕብየቱ ከውፅእ ይኽእል እዩ፡፡ ብፍላይ ድማ ከም ኒዶ ዝመሰሉ ፀባታት ብሰፊሑ ይርከቡ፡፡

ዕንቚ ካፍቶም ዓይነታት መጋየፂ ሓደ እዩ። ብፍላይ ድማ ብዝተፈላለዩ ሕብሪታት ክስራሕ ስለ ዝኽእል፣ ከምኡዉን ብዝተፈላለየ መጠን ክስራሕ ስለ ዝኽእል፣ በዓብይ ኮነ ብንኡሽተይ፣ ብደቂቅ ኮነ ብፉሩይ ክስራሕ ይኽእል እዩ፡፡ እዚ ኣሰራርሑኡ ድማ ንዓይኒ ብጣዕሚ መሳጢ ይገብሮ፡፡

ሸበጥ ካብቶም ናይ ጫማ ዓይነት ሓደ እዩ ።እዚ ድማ ቀጢንን እግሪና ንፋስ ንምቋዕን ይጠቅመና። ብፍላይ ድማ ኣብ ገዛ ክንኮን እንተለና እዚ እግሪና ተሓፂብና እግሪና ንምድራቅ እንጥቀመሉ እዩ።

ምህዞ ጥበብ እዩ። ምህዞና ድማ ንባህልናን ትውፊትናን ክገልፅ ይክእል እዩ። ስለዚ ክንምህዝን ክንመራመርን አለና ።

ገዛ ፀሓይ ከይንዉቃዕ ካብ ዝከላከሉ ነገራት ሓደ እዩ ፀሓይ ብተፈጥርኡ መርሰንን ንሰዉነትና ክጎድእ ዝክእል ኣልትራቫየለት ጨረር ኣለዎ ስለዚ ዝጨረር እዚ ኣብ መፅለሊ ወይ ድማ ኣብ ገዛ ብምኳን ንከላከሎ ።

ሃይማኖት እምነት እዩ። እምነት ድማ ሓይሊ ኣለዎ፡፡ ምክንያቱ እቲ ዘይረአ ነገር ፣እቲ ዘየለ ነገር፣ እቲ ዘይድህሰስ ነገር፣ ከምዝረአ፣ ከም ዘሎ ከምዝጭበጥን ከምዝድህሰስን ጌርካ ምእማን ማለት እዩ ወይ ከዓ ምቅባል ማለት እዩ፡፡

ናይ ኣፍሪካውያን ፀጉሪ ሓፂር ፀጉሪ እናተባሃለ እዩ ዝፍለጥ፡፡ እዚ ድማ ከርዳድን ሓሲርን እዩ፡፡ ንክትቁንኖ ብጣዕሚ መሸገሪ ፣ንክትስንትሮ ብጣዕሚ መሸገሪ፣ ንክትሕፀቦ እውን ብጣዕሚ ዘሽግር ዓይነት ፀጉሪ እዩ፡፡ ብፍላይ ድማ እዚ ዓይነት ፀጉሪ ኣፍሪካውያን ይውንንዎ፡፡

ሜትሮ ካብቶም ዓይነታት መሳርሒ ሓደ እዩ፡፡ እዚ ሃነፅቲ መብዛሕትኡ ግዜ ዝጥቀምሉን ኣብ መንጉ ክልተ ቦታታት ዘሎ ኣፈላላይ ንውሓት ንምዕቃን እንጥቀመሉን እዩ፡፡ ኣብ ፊዚክስ ድማ ፍሉይ ብዝበለ መልክዑ ንጥቀመሉ፡፡

ኣውሊዕ ካብቶም እፅዋት ሓደ እዩ፡፡ ኣውሊዕ ፍረ ኣለዎ፡፡ እዚ ናይ ፍረ ኣውሊዕ ዘይቲ ንምዝግጃው ብጣዕሚ እዩ ዘገልግል፡፡ ብፍላይ ድማ ጓል ኣነስተይቲ ናይ ዝኾነ ሱር ኣውሊዕ ብጣዕሚ ፅቡቕን ብዙሕ ምህርትታት ከእትወልና ዝኽእልን እዩ፡፡

ትራፊክ ካብቶም ሕጊ ኣክበርቲ ኣካላት ሓደ እዩ፡፡ እዚ ድማ ናይ ተሽከርከርቲ ሓደጋታት ንከየጋጥሙ ዝቃለስን ዝቃወምን እዩ፡፡ ሓድሓደ ኣሽከርከርቲ ዝፅይቁን ሰትዮም ዘሽከርክሩን ክህልው ይኽእሉ እዮም ነዚኣቶም ዝሕዝን ዝቀፅዕን እዩ፡፡

መምህርነት ስራሕ እዩ። መምህር ንባዕሉ ተማሂሩ ሕብረተሰብ ዝቀርፅን ዘምህርን ሕብረተሰብ ዝቅይርን ሰብ እዩ ። ተምሃራይ ብዘይ መምህር መምህር ድማ ብዘይ ተምሃራይ ክከዱ አይኽእሉን ምክንያቱም ኩልና ኣብዚ ዓለም ንክንመሃር ኢና ተፈጢረና ።

መዝናነይ ቦታታት ከም መሐደሲ ኣእምሮ ኮይኖም ከገልግሉ ይኽእሉ እዮም፡፡ ዝተፈላለዩ ናይ ኣቑፅልቲ ሽፋን

ሰብ ንኽነብር ገዛ የድልዮ። ካብ ካልእ እንስሳት ገዳም ዝፈልየና ነገር እንተሎ ኣብ መንበርን ገዛን ዓቒብና ኮፍ ክንብል ከምኡውን ክንነብር ንምኽኣልና እዩ። እዚ መለለዪና ድማ ንዕለታዊ መነባብሮና ምችው ንኽገብሮ ገይሩዎ እዩ።

ዳኛ ካብቶም ሕጊ ኣክበርቲ ኣካላተ ሓደ እዩ፡፡ ንገበነኛ ብይን ወይድማ ፍርዲ ብምሃብ ዝፍለጥ እዩ፡፡

ልውውጥ ውሽጢ ዓዲ ካብቶም ንግድን ምትዕድዳግን ሓደ እዩ:: እዚ ድማ ኣብ ሞንጎ ክልተ ከተማታት ወይ ድማ ክልላት ኣብ ዉሽጢ ሓንቲ ሃገር ዝርከባ ዝግበር ምትዕድዳግን ምንጋድን እዩ:: እዚ ኣብ መንጎ ክልትኤን ዘሎ ርክብ ድማ ብጣዕሚ ከጠናክሮን ክከዕብቶን ይገብር::

መሰቀል ኣርማ ናይ ኦርተዶክስ ተዋህዶ እምነት እዩ፡፡ መስቀል ጎታና መዳሓኒና እዮሱስ ክርስቶስ ኣብ ቀራኒዮ ዝተብሃለ ቦታ ስለ ዘተሰቀለ ወይ ድማ ሰለ ዝተሸኒከረ ናቱ ምልክት ጌርና ወይ ዲማ ኣርኣያ ጌርና ኣብ ክሳዲና ንሰቅሎ፡፡

ዓራት አብ ገዛና ክንረክቦ ንክእል ነገር እዩ፡፡ እዚ ድማ ንክንድቅስ ወይ ድማ አካልና ንክነዕርፍ ይጠቅመና፡፡ ዓራት ካብ ፍርናሽ ወይ ከአ ካብ ሓፂን ከምኡውን ካብ ኦም ተፀሪቡ ክስራሕ ይከአል እዩ፡፡

ባንዴራ ንሓንቲ ሃገር መግለፂ ህላውነቱ ሓጎሱን ጥራሕ ዘይኮነስ ኣብ እዋን ሃዘን እውን መግለፂ ሓዘን ክኾን ይኽእል እዩ፡፡ ብፍላይ ድማ ሓርበኛታት ፍሉጣት ሰባት ክመቱ ከለው ብሄራዊ ሓዘን ኽወፅእ እንተሎ ባንዴራ ትሕት ኢላ ክትስቀል ኣለዋ፡፡

ኣብ ንግዲ ከስቢ ከም ዘሎ ክሳራ እውን ኣሎ። ነጋዳይ ኩሉሻዕ ክኸስብ እየ ኢሉ ዘይኮነ ጥራሕ ዝለዓልስ ክኸስር እየ እውን ግን ክሳራይ ከመይ ገይረ ናብ ጥቅሚ ወይድማ ናብ ከስቢ ክልውጦ ይኽእል ኢሉ ክሓስብ ኣለዎ።

ውቃጦ ካብቶም መጋየፂታት ሓደ እዩ፡፡ ቀደም ኣዴታትና ውቃጦ ከም መድሓኒትን ከም መፀበቕን ገይረን ይወስድኦ ነይረን፡፡ ብፍላይ ድማ ኣብ ከባቢ ክሳደን፣ ኣብ ከባቢ ግንባረንን ቅንድብ ዓይነንን ምውቃጥ ከም መጋየፂ ጌርካ ይሕሰብ ነይሩ፡፡

ዲናሞ ካብቶም ናይ ኤሌክትሪክ መሳርሕታት ሓደ እዩ። ዲናሞ ነገራት ንክነሽክርክር ወይድማ ናይ ሞተር መርኣያ ንክንሰርሕ ይጠቅመና። ዲናሞ ኣብ ዝተፈላለዩ ከም ቴብ ዝበሉ ነገራት ክንረክቦም ንክእል ኢና።

ማስቃ ካብቶም ልበወለድ መፃሕፍታት ሓንቲ እያ። እዚኣ ድማ ኣብ ትግራይ ዝተፃሕፈት ኮይና ብዛዕባ ስቃይ ሓሳረ መከራ ከምኡ ውን ብሰንኪ ስእነት እትገብሮ ወይድማ ዘጓነፈካ መከራታት ተዕልል።

አባላት ስድራ ንንባዓልቶም ሓላፍነት ወይ ድማ ክፍፍል ስርሕ አለዎም። እዚ ሓላፍነቶም ግቡኦም ከም ምኳኑ ፈሊጦም ክሰርሑን ክፍፅሙን አለዎም። ምክንያቱ ግቡኦም እንድሕር ዘይገሮም መሰሎም ክክበረሎም ስለ ዘይክእል እዩ።

ሓፂን ካብ'ቶም ንህንፃ ስራሓቲ ዝውዕሉ ባእታ ሓደ እዩ:: ሓፂን ጠንካራ ስለ ዝኮነ ሓደ ህንፃ ደልዲሉ ንክቀውም ወይ ድማ ሰረቱ ንክፀንዕ ንክጥንክርን ሓፂን የድሊ።

ድርሰት ካብቶም ንጥበብ ን ባህልን ሓደ እዩ ድርሰት ክንደርስ ከለና ዝተፈላለዩ ኣብ ሓሳብና ዝቕረፁ ነገራት ናብ ፅሑፍ ምስፋር ማለት እዩ ኣብ ድርሰት ዝተፈላለዩ ገፀ ባህርያት ወኪልና ክንሰርሕ ንኽእል ኢና።

መፋለጢ ኣብ ዝተፈላለየ ቦታታት ክልጠፍ ዝክእልን ሓበሬታ ከምኡ እውን ሓደጋታት ንከይበፅሑ ዝከላከሉን እዮም። ብፍላይ ድማ ኣብ ፅርግያታት ዝጠፍኡ መፋለጥታት ሓደጋ ትራፊክ ካብ ምድሓን ክከላከሉ ይክእሉ እዮም።

ሞባይል ካብ ኤክትሮኒክስ ሓንቲ እያ፡፡ እዚኣ ድማ ካብ እዋን ናብ እዋን እናዓበየትን ዘመናዊትን እናኾነትን መፂኣ እያ፡፡ ካብ ተጠዋቒት ናብ ዘይተጠዋቒት ወይ ድማ ናብ ብምንካእ ትሰርሕ ማዕቢላ እያ፡፡

ደደቢት ቴሌቨዥን ካብቶም ንህዝቢ ትግራይ ዘገልግሉ ፈነወ ሓንቲ እያ። እዚኣ ድማ ብደኩተር ሃይለ እትምራሕን ባዕሉ ፖሎቲከኛ ተንታንን ጋዘጤኛን ኾይኑ ዝሰርሐላ ፈነወ እያ።

ቱሪዝም ዝበሃሉ ዝተፈላለዩ ቅርስታት ካ ኮነ ባህልታትካ ዓቂብካን ከሊልካን ንዝተፈላለዩ ወፃእተኛታት መስሕብ ቱሪስት ክኮኑ ተለው እዩ ቱሪዝም ዝበሃል ከምኡ እውን ፍልፍል እቶት ኮይኖም ከገልግሉ ተለው ቱሪዝም እናተበሃለ ክፅዋዕ ይኽእል።

ትግራይ ካብቶም መስደመምትን ፅቡቃትን ታሪክ ዘለዋ ዓዲ ሓንቲ እያ፡፡ ኮይኑ ግን ታሪክና ታሪክ ኮይኑ ጥራሕ እዩ ቀርዩ እምበር ኣይተፃሓፈን ኣይተሰነደን ኢሉ እዉን ካብ ዉለዶ ናብ ወለዶ ኣይተመሓላለፈን። ስለዚ ወለዶና ትግራይ ታሪክ ከም ዘየብላ እዮም ዝፈልጡ፡፡

ታኬታ ካብቶም ዓይነታት ጫማ ሓደ እዩ፡፡ እዚ ድማ ብፍላይ ስፖርት ተጫወትቲ ደቂ ተባዕትዮን ደቂ ኣነስትዮን ይጥቀሙሉ፡፡ ጠንካራ ብምዃኑ ኩዕሾ ንምውቃዕ ኾነ ንምስራብ ብጣዕሚ ምችዊ እዩ፡፡

ማሕበራዊ ሚድያታት ፍልፍል ዜናታት እየን፡፡ ምኽንያቱ ብዙሓት ደቂ ሰባት ብፍላይ ድማ ኣብዚ ዒስራን ሓደን ክ/ዘመን ኣባል እቲ ማሕበራዊ ሚድያን ነጠፍቲ ኣብ ማሕበራዊ ሚድያን ዝኾኑ ዜናታት ድማ ብኡኡ መንፅር ሓደሽቲ ሓበሬታት እናፈልፈሉ ስለዝኸዱ::

ኣብ ቀደም እዋን ንንግዲ ምትዕድዳግን ንጥቀመሉ ዝነበርና ነገራት ናውትታት ገዛ እዮም፡፡ እዚኣቶም ድማ ብለውጢ ወይ ድማ ልፍንቲ ይውሰዱ ነይሮም፡፡

ኣብዚ ሕዚ እዋን ዝተፈላለየ ዓይነት መመላክዒታት ኣለዉ፡፡ እዞም መመላክዕታት ካብ ዝተፈላለዩ ነገራት ዝስርሑ ኮይኖም ካብ እኒ እፅዋት ሕብርታትን ይስርሑ፡፡ እዚኣቶም ድማ ሽሞም ሜክ-ኣፕ እናተባህለ መብዛሕትእን ደቂ ኣንስትዮ ኣብ መዓላ የውዕልኦ ኣለዋ፡፡

ሙዚቃ ቃላዊ ወይ ድማ ሓረጋዊ ዝኾነ ምሉእ ሓሳባት ናብ ዜማዊ ብምቕያር ንልብና ወይ ድማ ን እዝንና።

ማይ ካፍቶም ተፈጥራዊ ነገራት ሓደ እዩ፡፡ ሰብ ሰራሕ ዘይኮነ ብተፈጥሮ ዝርከብ እዩ፡፡ ፈሳሲ ኮይኑ ንፅሬት፣ ንመስተ፣ ንዕብየት ተኽሊ ካብ ዘገልግሉ ነገራት እንተሃለወ ማይ እዩ፡፡

ተመን ካብቶም ናይ በረኻ እንስሳት ሓደ እዩ፡፡ ኮይኑ ግን ናብ ገዛ ክመፅእ ይኽእል እዩ፡፡ ከብቶም ሓደገኛታት መርዚ ዘለዎም እንስሳት ሓደ እዩ፡፡

ካብ ሓደ ቦታ ናብ ካሊእ ቦታ ዝግበር ምንቅስቃስ ጉዕዞ ክንብሎ ንኽእል፣ ጉዕዞ ብኣካልካ ተጠቂምካ ኮነ ብዝተፈላለዩ ተሽከርከቲ ተጠቂምካ ክክየድ ወይ ድማ ክብፃሕ ይከኣል እዩ። ዝተፈላለዩ ዓይነታት ጉዕዞታት ክህልዉ ይክእሉ እዮም ናይ ሰላም ኮነ ናይ ሕማቅ።

ኣብ ትግራይ ዓሰርተ ሓሙሽተ ፓለቲካዊ ፓርትታት ኣለዋ ። ኣብነት ከምኒ ህወሓት ፣ ባይቶና፣ ውነት ፣ ዓሲምባ ምጥቃስ ይከኣል እዚኣተን ዋና ዓላመአን ትግራይ ካብ ዘለዎ ዓዘቕቲ ድኽነት ንምንጋፍን ንምስግጋርን እዩ።

ስእሊ ጥበብ እዩ፡፡ ናይ ዝኾነ ነገር ምስሊ ኣብ ወረቐት፣ ኣብ ጀዲድ፣ ኣብ መንድቕ ብእርሳስ ኮነ ብቐለም ምስኣል እዩ፡፡

ስላጣ ካብቶም ኣሕምቲ ሓደ እዩ ።እዚ ድማ ከይበሰለ እንጥቀመሉ ንህንፀት ሰውነትን ሕማም ንምክልካልን ድማ ብሰፊሑ ይጠቅመና።

ማግኔት ካብቶም ዓይነታት ኤሌክትሮኒክስ ሓደ እዮ። ማግኔት ደቡባውን ሰሜናውን ዋልታታት ስለ ዘለውዎ ናይ ምስሓብን ናይ ምድፋእን ፀባይ ኣለዎ እዩ። ተመሳሰልቲ ዋልታታት ይዳፋፍኡ ተፃረርቲ ዋልታታት ከዓ ይሰሓሓቡ።

ይሓ ካብቶም መስሕብ ቱሪዙም ዝኾኑ ቦታታት ትግራይ ሓደ እዩ። እዚ ቅድሚ ኣኽሱም ዝነበረ ኾይኑ ኣብ ከባቢ ዓድዋ ዝርከብ ቦታ እዩ። ውሽጡ ድማ ወርቂ መሊኡ ከም ዝነበረን ብጉዲት ከም ዝዓነወን እውን ይፍለጥ።

ባቡር ካፍቶም ንመጉዓዝያ እንጥቀመላ ተሽከርካሪት ሓንቲ እያ ።እዚኣ ድማ ኣብ ሞንጎ ኽልተ ዓዲታት ዘሎ ዶብ ጢሒሳ ክትኸይድ ትኽእልን ነዊሕ ርሕቀት ክትጉዓዝ ትኽእልን እያ። ቻይና፣ ጃፓን ብ ባቡር ካብ ዝፍለጣ ዓዲታት ኣብነታት እየን።

ደርሆ ካብቶም ናይ ገዛ እንስሳት ሓንቲ እያ፡፡ ዘይትነፍር ዒፍ እንዳተባሃለት እውን ትፍለጥ፡፡ ደርሆ ካብ እትህበና ጥቅሚ ስጋን እንቁላሊሕን እዩ፡፡ እንቁላሊሓ ብፍላይ ብቫይታሚናን ፕሮቲንን ከምኡ እውን ካልሽየም ይሕዝ እዩ፡፡

ጨና ካብቶም ኣብ ሓፈሻዊ ድንኳን ክርከቡ ዝኽእል ኣቑሑታት እዩ፡፡ እዚ ድማ እስካዕ ትዝኸበረ እስካዕ ሰማንያ ሽሕ ቴስዓ ሽሕ ከውፅእ ይኽእል እዩ፡፡ ብጣዕሚ መኽሰቢ ኣቑሑት ናይ ድንኳን ።

ሞተር ካብቶም ናይ ኤለክትሪክ ኣቑሑት ሓደ እዩ፡፡ እዚ ድማ ዝኾነ ሓይሊ ዓሪፍዎ ናብ መካኒካዊ ጉልበት ዝቕይረልና እዩ፡፡

ፅሕዲ ካብቶም እፅዋት ሓደ እዩ፡፡ ፅሕዲ ዝፍለጠሉ ድማ ብድምፁ እዩ፡፡ ብፍላይ ኣብ ንፋስ እዋን ፍልይ ዝበለ ድምፂ ኣለዎ፡፡ ቆፅሊ የብሉን እንታይ ደኣ ኸም ቀጥ ዝበለ መስመራት ዝመስሉ ኣቁፅልቲ ኣለዉዎ፡፡

ናይ ኤሌክትሪክ ዝርገሐ ወይ ናይ መብራህቲ ዝርገሀ ካብቶም መሰረታዊ-ልምዓት ሓደ እዩ። እዚ ድማ ጉልበት ሙቀት ፣ብርሃን ወይ ድማ ጉልበት ብርሃን ንኸረከብን ዕለታዊ ናብራና ዝተቃለለ ንክከውንን ይገብሮ ወይ ድማ ይሕግዞም።

ቆስጣ ካፍቶም ኣሕምልቲ ሓደ ኣብነት እዩ፡፡ እዚ ድማ ቆፅለዋይ ሕብሪ ሕብሪ ኣለዎ፡፡ ኣብሲልና ካብ እንጥቀመሎም ዓይነታት ምግቢ ሓደ እዩ፡፡ ሕማም ዝከላኸልን ንዕብየት ሰውነት ኣገዳሲ ዝኾነን እ ዓይነት ኣሕምልቲ እዩ፡፡